እዚ ምስሊ አብ ትግራይ ደቂ አንስትዮ ዝተፈላለዩ ዓበይቲ በዓላት ወይከዓ ንመንነትን ባህልን ዝገልፁ በዓላት ክህልዉ እንከለዉ ካብ ዝጥቀመኦም ዓይነት መጋየፅታት ዘርኢ እዩ።

እዚ ምስሊ ዕድሚኦም ዝኣከሉ ህፃውንቲ ኣብ ገበታ ትምህርቲ ተኣኺቦም ብመዘናገዒ መንገዲ ገይሮም ኣብ ትምህርቲ ቤቶም እንትዝናነዩን እንዳትዝናነዩ እውን ትምህርቲ ዝረኽብሉ መንገዲን እንዳተምሃሩ ዘርኢ ምስሊ እዩ።

እዚ ምስሊ ኣብ ከባቢ ራያ ዝግበር ዓይነት ናይ ኣወዳት ባህላዊ ጫማ ዘርኢ ምስሊ እዩ።

እዚ ምስሊ ካብ ታሪኻዊ ቅርስታት ሓደ ዝኾነ ኣብ ይሓ ዝርከብ ብዘይ ጭቃ ዝተሰርሐ መንድቕ ዘርኢ እዩ።

እዚ ምስሊ ካብ እጽዋት ሓደ ዝኾነ ፍረኦም ዝብልዑ ፓፓዬ ብምባል ዝፍለጥ ዓይነት ተኽሊ ዘርኢ እዩ።

እዚ ምስሊ ሓፈሻዊ ሸቀጣሸቀጥ ዝሽየጡን ንምግብነት ካብ ዘገልግሉን ተኽልታት ተምሪ ብዝብል ፉሉይ መፀውዒ ሽም ናይ ዝፍለጥ ዘርኢ እዩ።

እዚ ምስሊ ካብ ጋዜጣታት ሓደ እንትከውን አርእስቱ ውድቀት ሃገራትን ጠንቁታቱን ናይ ዝብል ብበረከት ዕቅበ ዝተተርጎመ መፅሓፍ ወይ ክዓ ጋዜጣ ዘርኢ እዩ፡፡

እዚ ምስሊ ካብ ናይ ትካላት ገበርቲ ሰናይ ሓደ ዝኾነ ሴኣርኤስ ዝተብሃለ ድርጅት ንመጓዓዝያነት ካብ እንጥቀመለን መኪና ዘርኢ ምስሊ እዩ።

እዚ ምስሊ መጋየፂታት ካብ ንጥቀመሎም ነገራት ሓደ ዝኮነ ናይ ጨጉሪ ሕብሪ መቀየሪ ወይከዓ ዝተፈላለዩ ሕብሪ ክህልዎ ዝገብር ዘርእይ እዩ።

እዚ ምስሊ ካብ ናይ ገዛ ኣሓቁ ዝኮኑ ንመደቂሲ ካብ እንጥቀመሎም ሓደ ናይ ዓራት ዘርኢ እዩ፡፡

እዚ ምስሊ ዝተፈላለዩ ዓይነት ቅርፂ ዘለዎምን ባህልን ጥበብን ሓልዮም ዝተስርሑ ንዝተፈላለየ ዓይነት ስርሐቲ ዝጥቀሙ ዝነበሩ ዓይነት ስፈታት ዘርኢ እዩ፡፡

እዚ ኣብ ምስሊ ኣብ ተሳሓብትን ሶጎምትን ዝምደቡ እንስሳት ሓደ ዝኮነ ናይ ጠበቅ ምስሊ ዘርኢ እዩ፡፡

እዚ ምስሊ ካብ ኣብ እንስሳ ዘገዳማት ዝምደቡ እንስሳት ሓንቲ ዝኮነት ሰጎን ወይ ክዓ ሰገን ብምባል እትፍለጥ እንስሳ ዘርኢ እዩ፡፡

እዚ ምስሊ ካብ ዓይነታት ባህላዊ ክዳዉንቲ ሓደ ዝኾነ ደቂ ኣንስትዮ ዝለብስኦ ወይ ከዓ ዝኽደንኦ ዓይነት ጥልፊ ብምባል ዝፍለጥ ጥልፉ ድማ ንግስተ ሳባ ብዝብል ዓይነት ሹም ዝፅዋዕ እዩ።

እዚ ምስሊ ካብ ተፈላለዩ ዓይነት ምግብታት ሓደ ዝኾነ አብ ኢትዮዸያ ብጣዕሚ ተፈላጢ ዝኮነ ዓይነት ምግቢ እንጀራ ብሽሮ ብዝብል ሽም ዘለዎ ዓይነት ምግቢ ዘርኢ እዩ፡፡

እዚ ኣምስሊ ካብ ኣብ ትግራይ ካብ ዝርከቡ ደቂ ተባዕትዮ ዝቁረፅዎ ዓይነት ናይ ፀጉሪ ኣቆራርፃ ኮይኑ ጎተና ብምባል ዝፍለጥ እዩ፡፡

እዚ ምስሊ ካብ ኣብ ትግራይ ዝወቅሉን ዝተፈላለየ መድሓኒታት እንጥቀመሉን ተክሊ ሓደ ዝኮነ ሽሙ እውን ጨናኣዳም ብምባል ዝፍለጥ ተክሊ ዘርኢ ምስሊ እዩ፡፡

እዚ ምስሊ ካብ ኣብ ናይ ገዛ ኣቁሑ ዝምደቡ ኣቁሑት ሓደ እንትከውን እዚ ድማ ቴለቪዥን እና ዝተፈላለዩ መፅሓፍቲ ከም መደርደሪ እንጥቀመሉ እዩ፡፡

እዚ ምስሊ ካብ ደቂ አንስትዮ ዝስርሐኦ ዓይነት ናይ ጨጉሪ አሰራርሓ ሓደ እንትኾን እዚ ብተለምዶ አብ ዓበይቲ ኣንስቲ ወይ ከዓ አዴታት ዝቁነንኦ ዓይነት አቋንና ዘርኢ እዪ።

እዚ ምስሊ ናይ ባሻይ ኣውዓሎም ሓረጎት ናይ ራእሲ ኣሉላ ባነጋ ከምኡ እውን ሌተናል ሰላሊ ዝነበረ አብ እንትጮ ተወለዱ ዝዓበየ ካብ ኣፍሪካ እውን ብቀዳምነት ዝተማሃረ ሰላሊ ተባሂሉ ዝተሸመ ዘርኢ ሓወልቲ እዩ፡፡

እዚ ምስሊ ካብ ንግልጋሎት መጓዓዝያ እንጥቀመሎም ሓደ ዝኾነ ሞተር ሳይክል ብምባል ናይ ዝፅዋዕ መጓዓዝያ ዘርኢ እዩ ::

እዚ ምስሊ ምክልካል ሰራዊት ትግራይ ወታደራዊ ሰላምታ እንተካይዱ ዘርኢ ምስሊ እዩ፡፡

እዚ ምስሊ ኣብ በሪ ናይ ክለባት ወይ ከዓ ባራት ቆይሞም ሰላም ንኽሰፍን ወይከዓ ዕግርግር ንኸይፍጠር ካብ ዝሕልው ዓይነት ሕጊ መኽበርቲ ዘርኢ እዩ፡፡

እዚ ምስሊ ደቂ ኣንስትዮ ትግራይ ካብ ዝተፈላልየ ዓይነት ናይ ፀጉሪ ኣሰራርሓ ዝስርሐኦ ሓደ ዝተፈለየ መልኽዕ ዘለዎ ናይ ቁኖ ኣካል እዩ።

እዚ ምስሊ ኣብ ናይ ኢትዮጵያ ምክልካል ሰራዊት ጀነራል ኮይኑ ዝሰርሕ ጀነራል ሳሙራ የኑስ ዝትባሃለ ዘርኢ እዩ፡፡

ኣብ ትግራይ ካብ ዝርከቡ እፅዋት ሓደ በለስ እንትኸውን እዚ ድማ ኣብ ከባቢ ጉንበትን ሰነን ፍረ ዘውፅእ ዓይነት ተኽሊ እዩ።

እዚ ምስሊ ካብ አብ ኢትዮጵያ ዝሕተሙ ዝተፈላለዩ ዓይነት መፅሄታት ወይ ጋዜጣታት ሓደ ዝኮነ ጋዜጣ ወይን ወይ ከዓ ወይን ጋዜጣ ብምባል ናይ ዝፍለጥ ሓደ ድርጅት አርማ እዩ።

እዚ ምስሊ ካብ ብመስኖን ሕርሻ ዝበቕሉ ዝተፈላለዩ ዓይነት አትክልቲ ፍረምረን ሓደ ዝኾነ ካሮት ብምባል ዝፈለጥ ዓይነት ተኽሊ ዘርኢ እዩ፡፡

እዚ ምስሊ ካብ ናይ ኣቕሑ ገዛ ሓደ እንትኸውን መቐመጢ ማለት እውን ከፍ መበሊ ተባሂሉ ዝተሰርሐ ናይ ኣቕሓ ናይ ገዛ ዘርኢ እዩ።

እዚ ምስሊ ካብ ናይ ገዛ እቑሑ ሓደ ዝኾነ ፀብሒ ንምስራሕ ካብ እንጥቀመሉ ብረድስቲ ዝብል ስያመ ዘለዎ ዘርኢ እዩ ።

እዚ ምስሊ ህፃውንቲ ንዝኮኑ ቆልዑ ከም መዋእለ ህፃናት ወይ ከዓ መባእታዊ ትምህርቲ ናይ ዝወሃበሉ ቦታ ዘርኢ ምስሊ እዩ፡፡

እዚ ምስሊ ካብ ኣብ ትግራይ ዝርከቡ ትካል ገበርቲ ሰናይ ካብኦም ሓደ ዝኮነ ፕላን እንተር ናሽናል ናይ ዝተባሃለ ድርጅት ባንዴራ መግለፂ እዩ፡፡

እዚ ምስሊ ካብ ናይ መስተታት ሓደ ዝኮነ ኣብ ልስሉስ መስተታት ካብ ዝምደቡ ሓደ ዝኮነ ፋንታ ዝብል ስያመ ዘለዎ ዓይነት ልስሉስ መስተ ዘርኢ እዩ::

እዚ ምስሊ ኣብ ኣክሱም ናይ ዝርከብ ሓወልቲ ዘርእ ምስሊ እንትከውን እዚ ከዓ 33 ሜትሮ ንውሓት ዘለዎ እንትከውን 520 ቶን ክብደት ዝምዘንን ዘርኢ እዩ፡፡

እዚ ምስሊ ደቂ ኣንስትዮ ኣብ ፍሉይ በዓል ኣሸንዳ ወይከዓ ኣብ ከተማ ኣክሱም ብ ዝክበር ሽሙ ዓይኒዋሪ ዝገብርኦ ዓይነት መጋየፂ ኣብ ግንባርን ኣብ ክሳድን ካብ ዝግበሩ ዘርኢ እዩ፡፡

እዚ ምስሊ ካብ ኣብ ትግራይ ዝርከቡ ናይ ምክልኻል ሓይልታት ዝኾኑ ምክልኻል ሰራዊት ትግራይ ብዝብል ሹም ዝፅዉዑ ወይ ክዓ ፍሉይ ሓይሊ ብዝብል ትናይ ተለምዶ ሹም ዝፅዉዑ ናይ ሕጊ ኣኽበርቲ ዘርኢ እዩ።

እዚ ምስሊ ኣብ ክረምቲ ወይ ከዓ ጭቃ ኣብ ዝቦዝሖ ኹነታት ወይ ከዓ ተኽሊ ኽነስቲ እንከለና ዝግበር ጫማ እዩ።

እዚ ምስሊ ካብ ኣብ ትግራይ ናይ ዝርከቡ ኣኽበርቲ ፀጥታትን ሕግን እንትኾኑ ናይ ፖሊስ ትግራይ ዘርኢ ኣርማ እዩ ።

እዚ ምስሊ ካብ ኣብ ባንኪ ዝሰርሑ ናይ ሕጊ ኣኽበርቲ ኣብ ዝተፈላለዩ ባንክታታት ካብ ዝርከቡ ሓደ ዝተወሰደ እዩ።

እዚ ምስሊ ሓንቲ ብሃፍቲ ተፈጥሮ ከባቢኣ ዘማዕበለትን ከምኡዉን ምዕርግቲ ዝኾነት ተፈጥራዊ ከባቢኣ ንምንባር ምቹው ዝኾነን ከተማ ዘርኢ እዩ።

እዚ ምስሊ ማሕበረሰብ ወይካዓ ሰባት ብዝተፈላለየ ዓይነት መንገዲ ስምዒቶም ካብ ዝገልፅሉ ሓደ ዝኾነ ናይ ስዕስዒት ዘርኢ እዩ::

እዚ ኣብ ምስሊ ካብ ዓይነት እፅዋት ሓደ ዝኮነ ነዊሕ ዕድመ ዘለዎን ከም መፅለሊ ኮይኑ ዘገልግል ከምኡ እውን ፍሪኡ ዝብላዕን ዓይነት ተክሊ ኮይኑ ዳዕሮ ብምባል ዝፍለጥ ዘርኢ እዩ፡፡

እዚ ምስሊ ዝተፈላለዩ ዓይነታት ስራሕቲ እንትንሰርሕ ኣብ ዓይንና ካብ ዘጋጥሙና ደጋዊ ነገራት ንምክልካል ወይ ከዓ ኣብ ዓይንና ፀገም ክህልወና ከሎ እንጥቀሞ ዓይነት መነፀር እዩ፡፡

እዚ ምስሊ ካብ ንቆርበትና ንመጋየፂ እንጥቀመሎም ሓደ እንትኸውን እዚ ከዓ ቆርበት ንምልስላስን መልክዕ ክህልዎ ንምግባርን ዝጠቅም እዩ፡፡

እዚ ምስሊ ካብ ኣብ ናይ ነዊሕ ርሕቀት ጉያ ዝተሰተፉን ዓበይቲ ወርቂ ሜዳልያታት ካብ ዝርከቡ ጎየይቲን ምሩፅ ይፍጠር ዝበሃል ሽሙ ዝፍለጥ ጎያያይ ዘርኢእዩ።

እዚ ምስሊ ካብ ናይ በረካ እናስሳት ተባሂሎም ዝምደቡ ሓንቲ ዝኮነት ዒፍ ብምባል ናይ እትፀዋዕ ዘርኢ እዩ፡፡

እዚ ምስሊ ካብ ናይ ገዛ ኣቅሑ ሓደ ዝኮነ ብተለምዶ ጎማ ብዝብል መፀውዒ ሽም ዝፅዋዕ ንማይ፣ ሕሩጭ ከምኡውን ስዋ መፅመቂ እንጥቀመሉ እዩ፡፡

እዚ ምስሊ ካብ ናይ ገዛ ኣቑሑ ሓደ ዝኾነ ከም መደቀሲ እንጥቀመሉ ናይ ገዛ ኣቑሓ ዓራት ብዝብል ናይ ተለምዶ ሹም ዝፅዋዕ ዘርኢ እዩ ።

እዚ ምስሊ ካብ ንምግብነት ዘገልግል ሓደ ዓይነት ዝኾነ ተምሪ ብዝብል መፀውዒ ዝፅዋዕ ዓይነት ምግቢ ዘርኢ እዩ።

እዚ ምስሊ ባህላዊ ክዳውንቲ ካብ ዝኮኑ ሓደ ናይ ደቂ ተባዕትዮ ናይ ብጥልፊ ዓይነት ዝተሰርሐ ባህላዊ ክዳን እዩ፡፡

እዚ ምስሊ ሓረስቶት ብዝተፈላለየ ዓይነት መንገዲ ማይ ብምዕቃብ ብመስኖ ልምዓት ተጠቂሞም ዝተፈላለዩ ዓይነት ኣዝርእቲ ብምዝራእ ከምኡ እውን ፍረታትን ዝራእቲታትን ዘፍርይሉ መንገዲ ዘርኢ እዩ፡፡

እዚ ምስሊ ካብ ኣብ ትግራይ ናይ ዝርከቡ ናይ ዝተፈላለዩ ዓይነታት እፅዋታት ዘርኢ ሓደ እንትከውን እዚ ድማ ብተለምዶ ስየ ብምባል ዝፍለጥ ተክሊ እዩ፡፡ እዚ ከዓ ንመጋየፂ ወይ ከዓ ኣብ ከተማታት ከም ናይ ፅርግያታት መጋየፂ ንጥቀመሉ፡፡

እዚ ምስሊ ኣብ ትግራይ ካብ ዝርከቡ ቡዙሓት ዩኒቨርስትታት ሓደ ዝኮነ ራያ ዩኒቨርስቲ ብምባል ናይ ዝፅዋዕ ኣርማ ዘርኢ እዩ፡፡

እዚ ምስሊ ካብ ኣብ ትግራይ ዝርከቡ ንግዲ ንምትዕድዳግ ሓደ ድንኳን እንትከውን ካብ እዚኦም ድማ ዝተፈላለዩ ኣቁሑት ዝሽየጠሉ ዘርኢ ምስሊ እዩ፡፡

እዚ ምስሊ ካብቶም ዓበይቲ ባህልታት ሓደ ዝኮነ ናይ ቡና ስርዓት ደቂ ኣንስትዮ ማለት እውን ኣዴታት እንተፍልሓ ዘርኢ እዩ፡፡

እዚ ምስሊ ሰባት ክዝናነዩ ወይ ክዓ ክዘናግዑ ክደልዩ ከለው ዝከድሉ ሓምለዋይ መናፈሻ ከም መዝናነይ ቦታ ዘርኢ እዩ፡፡

እዚ ምስሊ ብድምፃዊ ዘይናዊ ሃይለማርያም ዝተደረፈ ዘይሮ ዘይሮ ዝብል ደርፊ ካብኡ ዝተወሰደ ምስሊ እዩ፡፡

እዚ ምስሊ ደቂ ኣነስትዮ ትግራይ ኣብ ጨጉረን ኣብ ክሳደን ከምኡ እውን ኣብ እዝነን ዝኣስረኦ ዝተፈላለየ ዓይነት ንመጋየፂ ካብ ዝጥቀማሉ መሳርሕታት ዘርኢ እዩ፡፡

እዚ ምስሊ ካብ ናይ ገዛ ኣቁሑ ሓደ ዝኾነ ንመቀመጢ ወይ ከዓ ኮፍ መበሊ ካብ እንጥቀመሉ ሓደ ዝኾነ ሳሉን ብምባል ዝፍለጥ ኣቁሑ ገዛ እዩ።

እዚ ምስሊ ካብ ዝተፈላለዩ ሃይማኖታት ሓደ ኦርቶዶክስ ተዋህዶ ናይ ዝብሃል እምነት ተከተልቲ ዝኮኑ ዝገብርዎ ኣብ ክሳዶም ዝኣስርዎ ማዕተብ ብምባል ዝፍለጥ እዩ፡፡

እዚ ምስሊ ሓደ ካብ ናይ ሕጊ መኽበርቲ ሓደ እንትኽውን እዚ ክዓ ብፍሉይ ስሙ ናይ ትግራይ ምክልካል ሰራዊት ብምባል ናይ ዝፍለጡ ዘርኢ እዩ፡፡

እዚ ምስሊ ኣብ ትግራይ ካብ ዝርከቡ ዓበይቲ ውቅር ቤተ ክርስትያናትን ከምኡውን ፍሉይ ተኣምራት ዘለዎምን ካብ ከውሒ ተፈልፊሎም ካብ ዝተሰርሑ ኣብያተ ክርስትያናት ሓደ ዝኮነ ዘርኢ እዩ፡፡

እዚ ምስሊ ናይ መጓዓዝያ መኪና እያ።

እዚ ምስሊ ሰባት ዝተፈላለየ ዓይነት ናይ ጥዕና ፀገም ክህልዎም እንተሎ መድሓኒት ዝዕድግሉ ናይ መድሓኒት መደበሪ ዘርኢ ምስሊ እዩ::

እዚ ምስሊ ኣብ ገዛ መብራህቲ ክትጠፍእ ከላ ወይ ከዓ ኣብ ዝተፈላለዩ በዓላት ክኮኑ ከለዉ ካብ እነብረሆም ወይ ከዓ ከም መብራህትነት ካብ እንጥቀመሉ ሓደ ዝኮነ ሽምዓ ብምባል ዝፍለጥ እዩ፡፡

እዚ ምስሊ ኣብ መንጎ መንግስቲ ኢትዮጵያን ህወሓትን ብ ጥቅምቲ 2 2022 ዓ.ም.ፈ ኣብ ፕሪቶርያ ደቡብ ኣፍሪካ ዝተፈፀመ ውዕል ዘርኢ ምስሊ እዩ ::

እዚ ምስሊ ካብ ኣብ ኢት/ያ ዝርከቡ መስተታት ሓደ ዝኾነ ስዋ ዝብል መፀውዒ ስም ዘለዎ ዘርኢ እዩ፡፡

እዚ ምስሊ ናብ ዕረፍቱ ምእታው ዝብል ርእሲ ዘለዎ ብዳንኤል ተስፋይ ናይ ዝተደረስ መፅሓፍ ዘርኢ እዩ፡፡

እዚ ምሰሊ ካብ ኣብ ትግራይ ዝርከብ ዝተፈላለዩ ዓይነት ሙዚቃታት ሓደ ዝኾነ ባህላዊ ደርፊ ተጠቂሞም ደቅ ኣንስትዮ እንትስዕስዓ ወይ ከዓ ባህላዊ ውዝውዜ እንትገብራ ዘርኢ ምስሊ እዩ።

እዚ ብኦርቶዶክስ ተዋህዶ ሃይማኖት ኣብ ከተማ ኣክሱም ዝርከብ ናይ ታዎተፅዮን ወይከዓ ፅላተ ሙሴ ዝርከበሉ ቤተ ክርስትያን ዘርኢ እዩ።

እዚ ምስሊ ካብ ንዝተፈላለዩ ዓይነት ረብሓታት ንጥቀመሎም ሓደ ዝኮነ ኦም ወይክዓ ዕንጨይቲ ብምባል ናይ ዝፍለጥ መሳርሒ ዘርኢ እዩ፡፡

እዚ ምስሊ ካብ ዝተፈላለየ ዓይነታት ናይ ቡሎን ወይ ከዓ ናይ ዝተፈላለየ ናይ ሚስማር ዓይነታት ካብ ዝኮኑ ንምፍትሕ ወይ ከዓ ንምግጣም ካብ እንጥቀመሎም መሳርሒ ሓደ ዝኮነ ጉጢት ብምባል ዝፈለጥ መሳርሒ እዩ፡፡

እዚ ምስሊ ደቂ ተባልዕትዮ ካብ ዝቑረፅዎ ወይ ካዓ ዘስተኻኽልዎ ዓይነት ናይ ፀጉሪ ኣቀማቕማ ዘርኢ እዩ፡፡

እዚ ምስሊ ናይ በረካ እንስሳታት ካብ ዝኮኑ ሓደ ህበይ ብዝብል መፀዊዒ ሽም ካብ ዝፅዋዕ ናይ እንስሳ ዘርኢ እዩ።

እዚ ምስሊ ካብ ዝተፈላለዩ ዓይነት መስተታት ዝርከበሉ ቦታ ሓደ እንትኸውን እዚ ኸዓ ቤተ ድራፍት ወይ ኸዓ ናይ ድራፍት ገዛ ብምባል ኣብ ዝፍለጡ ዝርከብ እዩ።

እዚ ምስሊ ኣብ ትግራይ ዝርከቡ ፀጥታን ሰላም ንክሰፍን ካብ ዝገብሩ ናይ ሕጊ ኣካላት ሓደ ዝኮነ ናይ ፖለስ ዘርኢ ምስሊ እዩ፡፡

ኣብ ኢ/ያ ዝርከብ ኣሰራርሓ ኣረቂ ዳጉሻ የርኢ።

እዚ ምስሊ ብፍሉይ ሽሞም ኣንበጣ ብምባል ናይ ዝፍለጡ ካብ እንስሳታት ሓደ ዝኮኑ እዚኦም ከዓ ኣብ ናይ በረካ እንስሳት ዝምደቡ እዮም፡፡

እዚ ካብ ኣብ ዩኒስኮ ዝተመዝገቡ ዓበይቲ በዓላት ሓደ ዝኾነ ደቂ ኣንስትዮ ዘኽብርኦ ናተን ናይ መንነተን መፍለይ ናይ ዝኾነ ዝተፈላለየ ዓይነት ባህላዊ ክዳን ተኸዲነን ደቂ ኣንስትዮ ብዝግባእ መልክዕ ዘኽብራሉ ሓደ በዓል ናይ ኣሸንዳ ዘርኢ እዩ ።

እዚ ምስሊ ካብ ሓፈሻዊ ሸቀጣ ሸቀጥ ኣቁሑት ካብኣቶም እውን ናይ ሓዊ ኣልኮልን ከምኡ እውን ናይ ገዛ ፅቡቅ ጨና ክህልዎ ዝገብርን ዘርኢ እዩ፡፡

እዚ ምስሊ ደቂ ኣንስትዮ ከም ናይ ከንፈር መጋየፂ ገይረን ናይ ዝጥቀመኦ ናይ ከንፈር ቅብኣት ብምባል ዝፍለጥ ዝተፈላለየ ዓይነት ሕብሪ ከንፈረን ንክህልዎ ዝጥቀምኦ እዩ።

እዚ ምስሊ ናይ ህፃናት መፅሓፍ ዝኾነ ሳሮን ዝብል ኣርእስቲ ዘለዎ እንግሊዘኛ፣ ሒሳብ ከምኡዉን ትግርኛ መምሃሪ ሓገዝ ኮይኑ ዘገልግል ካብ KG1 ክሳብ 2ይ ክፍሊ ንዘለዉ ኣባፅሕ ዝሕግዝ ዘርኢ መፅሓፍ እዩ።

እዚ ምስሊ ፀሓይ እትትዓርብ ከላ ዝረአ ዓይነት ምስሊ እንትከውን እቲ ከተማ ገፅትኡን ከምኡ እውን ዘርእዮ ምስልን ዘርኢ እዩ፡፡

እዚ ምስሊ አብ ከተማ መቐለ ዝርከብ ናይ ዝተፈላለዩ ስፓርታዊ ምንቅስቃሳት ዝካየደሉ ቦታ ወይ ከዓ ስታዲዮም ዘርኢ እዩ፡፡

እዚ ምስሊ ካብ አብ ናይ በርካ እንስሳት ዝምደቡ ሓደ ዝኮነ ሙጩጭላይ ብዝብል ሹም ናይ ዝፍለጥ እንስሳ ዘርኢ እዩ፡፡

እዚ ምስሊ ኣብ ከተማ ዓዲግራት መስቀል ጨብዓ ብምባል ኣብ ዝፍለጥ ቦታ ናይ ኦርቶዶክስ ተዋህዶ ኣመንቲ ዝኮኑ ተረኪቦም ዘክብርዎ በዓል መስቀል ዘርኢ እዩ፡፡

እዚ ምስሊ እዚ ካብ ንመጓዓዝያ እንጥቀመሎም መሳርሕታት ሓደ ዝኮነ ጋሪ ዝብል ናይ ተለምዶ ሽም ዝፅዋዕ ናይ መጓዓዝያ ዓይነት እዩ፡፡

እዚ ምስሊ ካብ ናይ ግልጋሎት ትምህርቲ ዝህቡ ማለት እውን ናይ ርሕቅት ትምህርቲ ዝህቡ ሓደ ዝኮነ ሸባ አካዳሚ ናይ ዝተባሃለ ኣርማ ዘርኢ እዩ፡፡

እዚ ምስሊ ካብ ናይ ገዛ እንስሳ ተባሂሎም ዝፍለጡ ሓደ ዝኾነ ብዕራይ ወይ ከዓ ከፍቲ ናይ ዝብል ዘርኢ ዝኾኑ ምስሊ የርኢ፡፡

እዚ ምስሊ ናይ ጉደርን ከምእውን ናይ ኣክሱሚትን ዝተብሃሉ ክልተ ዓይነት መስተታት ካብ ቀይ ወይኒ ናይ ዝተሰርሑ ዘርኢ ምስሊ እዩ።

እዚ ምስሊ ደቂ ኣነስትዮ ትግራይ ንመጋየፂ ካብ ዝጥቀማሎም ዓይነታት ሓደ ዝኮነ ሶቂር ብምባል ዝፍለጥ መጋየፂ እዝኒ ዘርኢ እዩ፡፡

እዚ ምስሊ ኣብ ትግራይ ብፍላይ ድማ ኣብ ከባቢታት ራያ ንሽምግልና ወይ ከዓ ንምትዕራቕ ካብ ዝገብርዎ ባህላዊ መንገዲ ዘርኢ እዩ።

እዚ ምስሊ ናይ መፋለጢ ናብ ኣክሱም ሃፀይ ዮውሃንስ 4ይ ኣየርፖርት ዝወስድ ሰናይ ጉዕዞ ብምምናይ ዝተሰርሐ መፋለጢ የርኢ .

እዚ ምስሊ ደቂ-ተባዕትዮን ደቂ-ኣንስትዮን ኣብ ከባቢ ራያ ናይ ዝርከቡ ዝኽደንዎ ዓይነት ኣከዳድና ኽዳን ዘርኢ እዩ።

እዚ ምስሊ ካብ ናይ ንግድን ምትዕድዳግን ሓደ እንትኸውን እዚ ካዓ ብዝተፈለየ መልክዑ ብጥበብን ብኢድን ናይ ዝተሰርሑ ናይ ጥልፊ ዓይነታት ወይ ካዓ ኩታን ጋቢታትን ዝሽየጠሉ ዘርኢ እዩ፡፡

እዚ ምስሊ ካብ ኣክሱም ንኣንፈት ሰሜናዊ ምብራቅ 2 ኪሎ ሜትር ውፅእ ኢልካ ዝርከብ ናይ ኣፀይ ካሌብን ናይ ወዱ ኣፀይ ገብረመስቀልን መቃብር ዘርኢ ምስሊ እዩ፡፡

እዚ ምስሊ ሰባት ተኣኻኪበም ግድብ እንትሰርሑ እዚ ድማ ዝተፈላለየ ጥቅሚ ወይከዓ ረብሓ ክውዕለሎም ብምግባር ግድብ እንትሰርሑ ዘርኢ እዩ።

እዚ ምስሊ ኣብ ትግራይ ዝርከቡ ናይ ሕግን ጸጥታ መክበርቲ ካብ ዝኮኑ ፉልይ ሓይሊ ወይ ከዓ ምኽልካል ሰራዊት ትግራይ ብዝብል ናይ ዝጽዉዑ ዘርኢ እዩ።

እዚ ምስሊ ኣብ ዝተፈላለዩ ቦታታት ናይ ባንኪ ማለት እውን ኣብ መብዛሕትኡ ባንክታት ናይ ግልን ከምኡ እውን ናይ መንግስትን ዝርከቡ ሓለውቲ ወይ ከዓ ዋርድያ ናይ ባንክታት ዘርኢ እዩ፡፡

እዚ ምስሊ ድምፃዊ ቴድሮስ ሓጎስ ወይ ከዓ እሩሩ ንዓፋር ህዝቢታት ዝገልፅ ካብ ዝደረፎ ደርፊ ዘርኢ ሓደ እዩ።

እዚ ምስሊ ማይ ከም መትሓዚ ወይ ክዓ ብተለምዶ ስዋ መፅሞቒ ካብ እንጥቀመሎም ኣቑሑ ናይ ገዛ ዘርኢ እዩ።

እዚ ምስሊ ደቂ ተባዕትዮ ዝተፈላላየ ዓይነት ካብ ዝቁረፅዎ ናይ ፀጉሪ ኣቆራርፃታት ሓደ ዘርኢ እዩ።

እዚ ምስሊ ካብ አብ ዝተፈላለየዩ መደብ ናይ ስራሕ ተመዲቦም ዝስራሑ ስራሕትታት ሓደ ናይ ፅርግያ ወይ ካዓ ናይ መንደራት መሬት ምስትክካል ከምኡ እውን ናይ ፅርግያ ምስራሕን ዘርኢ እዩ፡፡

እዚ ምስሊ ካብ ናይ ግልጋሎታት ምግብን ከምኡውን መስተን ካብ ናይ ዝርከበሎም ቦታታት ሓደ ዘርኢ እዩ፡፡

እዚ ምስሊ ናይ ገዛ ወይ ከዓ ናይ ቢሮ ኣቅሓ ካብ ዝኮኑ ሓደ ዝኮነ ወንበር ወይ ከዓ ንመቀመጢ እንጥቀመሉ መሳርሒ ዘርኢ እዩ፡፡

እዚ ምስሊ ካብ ኣብ ትግራይ ብፍሉይ እዉን ኣብ ከተማ ኣክሱም ዝስርሑ ዝተፈላልዩ ዓይነት ቅርፂ ዘለዎም ኣብ ክሳድ ዝእሰሩ ንመጋየፂ ካብ እንጥቀመሎም ሓደ ዘርኢ እዩ።

እዚ ምስሊ ካብ ናይ በረካ እንስሳ ተባሂሎም ዝውሰዱ እንስሳት ሓደ ዝኮነ ዝብኢ ብዝብል ሽም ናይ ዝፍለጥ እንስሳ ዘርኢ እዩ፡፡

እዚ ምስሊ ካብ መሳርሕታት ሙዚቃ ሓደ ናይ ዝኾነ ብስያምኡ ከበሮ ዝብል መጸውዒ ዘለዎ ኣብ ዝተፈላለዩ በዓላት ናይ እንጥቀመሉ መሳርሒ ሙዚቃ ዘርኢ እዩ።

እዚ ምስሊ ካብ ናይ ቢሮ ኣቁሑ ሓደ እንትኸዉን እዚ ኽዓ ናይ ሓለፍትን ከምኡ ዉን ናይ ተገልገልትን ከፍ መበሊ ወይ ከዓ መቐመጢ ዘርኢ እዩ።

እዚ ኣብ ምስሊ ካብ ኣብ ትግራይ ዝርከቡ ዝተፈለለዩ ውቅር ኣብያተ ቤተ ክርስትያናት ሓደ ዝኮነ ናይ ገዳም ኣቡነ ጴንጦሌን እንዳተባሃለ ናይ ዝፍለጥ ሓደ ዓብይ ንጥታዊ ገዳም ዘርኢ እዩ፡፡

እዚ ምስሊ ካብ ኣብ ትግርይ ዝርከቡ ዝተፈላለዩ እምባታት ሓደ እንትኸውን እዚ ኸዓ ብተፈጥሮ ዝማዕረገን ምዕሩግ ዝኾነ ቦታ ወይ ክዓ መልክኣ ምድሪ ዘርኢ እዩ፡፡

እዚ ምስሊ ኣብ ናይ ንግዲ ምትዕድዳግን ዝምደቡ ስራሕቲታት ወይ ከዓ ናይ ንግዲ ዓይነታት ክራራት ወይ ከዓ ንሙዚቃ መሳርሒ ዝሽየጠሉ መዳይ ዘርኢ እዩ፡፡

እዚ ምስሊ ሓደ ካብ ኣብ ክሳድ ዝእሰሩ ናይ ዝተፈላለዩ ዓይነት ጥበብ ዝተሰርሑ ሓደ ዝኮነ ማዕተብ ብምባል ዝፍለጥ ናይ ሃይማኖትን ባህላዉን ጥበባዉን መንገዲ ዝግለፀሉ ሓደ ዘርኢ እዩ ።

እዚ ምስሊ ኣብ ከባቢ ራያ ናይ ዝርከቡ ማሕበረሰብ ደቂ ተባዕትዮ ዝኽደንዎ ዓይነት ኣካዳድና ተኸዲኖም ከምኡ እውን ናይ ማሕበረሰቦም ዝገልጽ ባህላዊ ውዝዋዜ እንተርእዩ ዘርኢ እዩ።

እዚ ምስሊ ካብ ናይ በረካ እንስሳ ተባሂሎም ዝቑፀሩ ሓንቲ ዝኾነት ብተለምዶ ዒፍ ብምባል ናይ እትፅዋዕ እንስሳ ዘርኢ እዩ::

እዚ ምስሊ ካብ ኣብ ሓፈሻዊ ሸቐጣሸቐጥ ዝሽየጡ ኣቑሑት ሓደ ዝኾነ ናይ ኣብ ቆርበትና ዝወፁ ዘየድልዩ ፀጉርታት መልቀቒ ንጥቀመሉ እዩ ።

እዚ ምስሊ ካብ ባህላዊ ስርዓታት ሓደ ዝኾነ መርዓ እንትኸውን አብኡ ከዓ ባህልን ጥበብን ዝሓለወ አልባሳት ተከዲኖም ባህላዊ ስርዓት መርዓ እንትፍፀም ዘርኢ እዩ።

እዚ ምስሊ ደቂ ኣንስትዮ ኣብ ዝተፈላለዩ በዓላት ከም መርዓ ባህላዉን ሃይማኖታዉን ብዓላት ዝገብረኦ ናይ ክሳድ መጋየፂ ዘርኢ እዩ።

እዚ ምስሊ ኻብ ዝተፈላለዩ ዓይነት ጋዜጣታት ሓደ ካብ ዝኮነ ዛዕባ ናይ ኦፊስ እና ናይ መፅናዕቲ ዘርኢ ካብ ናይ መቀለ ዩንቨርሲቲ ዝተዳለወ መፅሓፍ ወይ ከዓ መፅሄት ዘርኢ እዩ።

እዚ ምስሊ ካብ ናይ ቀለብ እንስሳ ዝሽየጠሉ ንኣብነት ናይ ከፍቲ፣ ናይ ደርሆ፣ ናይ ዝተፈላለዩ እንስሳ ዘቤት ምግብታት ዝሽየጠሉ ዘርኢ እዩ።

እዚ ምስሊ ካብ እንስሳ ዘቤት ወይ ከዓ ናይ ገዛ እንስሳት ሓደ ናይ ዝኮነ ናይ ኣድጊ ውላድ ዒሉ ብምባል ዝፍለጥ እንስሳ ዘርኢ እዩ፡፡

እዚ ኣብ ምስሊ ካብ ዘመናዊ መጋዓዕዝያታት ሓደ እንትከውን ትግራይ እንትከውን ሰባት ካብ ቦታ ናብ ቦታ ወይ ከዓ ካብ ካተማ ናብ ከተማ ክጓዓዙ እንተለዉ ዝጥቀምሉ መሳርሒ መኪና ብምባል ዝፍለጥ እዩ፡፡

እዚ ምስሊ ሓረስቶት ወይካዓ ኣብ ገጠር ሕርሻ መሬት ዘለዎም ሰባት መስኖ ብምጥቃም ዝተፈላለየ ዓይነት ዘርእታት ብምዝራእ ዝረከብዎ ምህርቲ ዘረኢ እዩ::

እዚ ምስሊ አዴታት ትግራይ ከም ማይ መምፅእን ወይ ከዓ ስዋ መፅመቁን ዝጥቀማሉ ዝተፈላለየ ዓይነት ጥበብ ዝተሰርሐን ባህሊ ዝግለፀሉን ሓደ ዝኮነ ዕትሮ ብምባል ናይ ዝፍለጥ ዘርኢ እዩ።

ደቂ እንስትዮ ኣብ በዓል ኣሸንዳ ዝተፈላለየ ዓይነት መጋየፅታትን ከመኡ እውን ፍልይ ዝበለ መልክዕ ዘለዎ ክዳንን ተከዲነን ዘረኢ ምስሊ እዩ።

እዚ ምስሊ ኣብ ኢትዮጵያ ካብ ዝርከቡ ናይ ስልኪ መራኸቢታት ሓደ ዝኮነ ኢትዮ ቴሌኮም ዝተበሃለ ድርጅት ዝሰረሖ መፋለጢ ዘርኢ እዩ።

እዚ ምስሊ ባህላዊ ትሕዝቶ ዘለዎን ካብ ቀደም ካብ ወለዲ ዝገብርዎ ዝነበሩ ጫማ ናይ ዝነበረ ዘርኢ እንትከውን እዙይ ከዓ ብፉሉይ ደቂ ተባዕትዮ ዝገብርዎ ወይ ከዓ ዝረግፅዎ ናይ ጫማ ዓይነት ዘርኢ እዩ።

እዚ ምስሊ ብዳንኤል ተስፋይ ዝተደረስት ናብ ዕረፍቱ ምእታዉ ዝብል ርእሲ ዘለዎ መፅሓፍ ዘርኢ እዩ፡፡

እዚ ምስሊ ፍንጃልን ማንካን ዝሓዘ እዚ ከዓ ቡና ንምስታይ ካብ እንጥቀመሉ ናይ ገዛ ኣቁሑ ሓደ ዝኮነ ዘርኢ እዩ ።

እዚ ምስሊ ፅሓይ ክትዓርብ ከላ ወይ ከዓ ብተለምዶ ክትጠልቅ ከላ እተርእዮ ዓይነት መልኽዕ ከምኡ እዉን እቲ ከባቢ ዝመስሎን ዘርኢ እዩ።

እዚ ምስሊ ካብ ኣልኮላዊ መስተታት ሓደ ዝኮነ ኣረቂ ብዝብል ናይ ተለምዶ ሹም ናይ ዝፅዋዕ ኣካል መስተ ዘርኢ እዩ ::

እዚ ምስሊ ናይ ጋንታ ኩዕሶ እግሪ ተፈላጢ ካብ ዝኮነ ካብ ትግራይ ብመሪሕነት ዝፍለጥ ጋንታ 70 እንደርታ ናይ ዝተባሃለ ጉጅለ ዘርኢ ምስሊ እዩ፡፡

እዚ ምስሊ ካብቶም ኣብ ትግራይ ዝርከቡ ዝተፈላለዩ ውቅር ኣብያተ ክርስትያናት ሓደ ዝኮነ ገዳም ደብረ ዳሞ ናይ እንዳ ኣቡነ ኣረጋዊ ቤተ ክርስትያን ብምባል ዝፍለጥ 15 ሜትሮ ብገመድ ተጠቅሊልካ ዝድየብ ገዳም ዘርኢ እዩ፡፡

እዚ ምስሊ ኣብ መቀለ ዝርከብ ሆቴል ኣብርሃ ካስትል ዝተባሃለ ብደጃዝማት ኣብረሃ ኣርኣያ ብዓሰርተ ትሽዓተ ሰማንያታት ዝተሰርሐ ብዓሰርተ ትሽዓተ ስሳታት ድማ ናብ ሆቴል ዝተቀየረ ዘርኢ እዩ፡፡

እዚ ምስሊ ካብ ናይ ስፖርት ዓይነታት ሓደ ዝኾነ ብተለምዶ ኩዕሶ ስኪዒት ብምባል ናይ ዝፅዋዕ ናይ ስፖርቲ ዓይነት ዘርኢ እዩ፡፡

እዚ ምስሊ ካብ ኣብ ናይ ኦርቶዶክስ ተዋህዶ ቤተ ክርስትያን ወይካዓ ቤተ እምነት ዝግበር ስርዓተ ድያቆናት ዘርኢ ምስሊ እዩ፡፡

እዚ ምስሊ ደቂ ኣንስትዮ ትግራይ ዝተፈላለየ ዓይነት መጋየፂ ካብ ዝጥቀሞኦም ሓደ ዝኾነ ናይ እዝኒ ሰቑር ብምባል ዝፍለጥ መጋየፂ ዘርኢ እዩ፡፡

እዚ ምስሊ ካብ ደቂ ሰባት ንመነባብሮ ዝጥቀምሉ ጎጆ ብምባል ናይ ዝፅዋዕ ዓይነት ናይ ገዛ ኣሰራርሓ ዘርኢ እንትኸውን እዚ ብፍላይ ድማ ኣብ ከባቢታት ዓፋር ብተለምዶ ዝርአ እዩ።

እዚ ምስሊ ካብ ከተማ ዓድዋ ንእሽተይ ውፅእ ኢልካ ናይ ዝርከብ ፋብሪካ ዓለባ ኣልመዳ ዘርኢ ምስሊ እዩ፡፡

እዚ ምስሊ ብተለምዶ ካብ እንሰትዮም መስተታ ሓደ ዝኾነ ሽሙ ሻሂ ዝብል ስያመ ካብ ዘለዎ ዓይነት መስተታት ዘርኢ እዩ ።

እዚ ምስሊ ካብ ናይ ገዛ እንስሳት ተባሂሎም ዝቑፀሩ ሓንቲ ዝኾነት ናይ ገዛ እንስሳ ወይ ከዓ እንስሳ ዘቤት እናተባህለት እትፅዋዕ ናይ ላሕሚ ዘርኢ ምስሊ እዩ።

እዚ ምስሊ ኣብ ናይ 2016 ዓ/ም መድረክ ዘተ ብዝብል መርሕ ኣብ ናይ ኣሸንዳ በዓል ዝተዘጋጀወ ዓይነት መፈለጢ ዘርኢ እዩ፡፡

እዚ ምስሊ ካብ ብባህላዊ መንገዲ ዝተሰርሑ ዓይነት ገዛታት ዘርኢ እንትከውን እዚ ክዓ ካብ ጭቃን እምንን ጥራሕ ዝተነደቀ ወይ ክዓ ናይ ዝተሰርሐ ገዛ ዘርኢ እዩ፡፡

እዚ ምስሊ ካብ ኣብ ናይ ገዛ እንስሳይ እትምደብ ፍሉይ ሽም ላሕሚ ብምባል ናይ እትፍለጥ ዘርኢ እንስሳ ምስሊ እዩ፡፡

እዚ ምስሊ ካብ ናይ ገዛ ኣቕሑ ሓደ ዝኾነ ን ተለቪዥን መቀመጢ ተባሂሉ ዝተሰርሐ ዘርኢ እዩ፡፡

እዚ ኣብ ምስሊ ናይ ሕጊ ኣኽበርቲ ወይካዓ ሰላምን ፀፅታን ክህልዉ ካብ ዝገብሩ ሓደ ኣካል ካብ ዝኾነ ናይ ፖሊሳት ዘርኢ እዩ፡፡

እዚ ምስሊ ብምክንያት ኣብ ትግራይ ዝተፈጠረ ፖለቲካዊ ቁልውላው ዘምፅኦ ኩናት ዝፈረሰ ገዛ ዘርኢ ምስሊ እዩ፡፡

እዚ ምስሊ ካብ መሰረታዊ ግልጋሎት እንጥቀመሎም ሓደ ዝኾነ ንመጓዓዝያ ካብ ዓዲ ናብ ዓዲ ወይ ክዓ ካብ ሓደ ቦታ ናብ ካሊእ ቦታ ንምንቅስቓስ ካብ እንጥቀመሎም ሓደ ዝኾነ መኪና ወይ ክዓ ኣብቶብስ ዘረኢ እዩ ።

እዚ ምስሊ ካብ ኣብ ናይ ሓፈሻዊ ሸቀጣ ሸቀጥ ዝሽየጡ ኣቁሑት ሓደ ዝኾነ ናይ ህፃውንቲ ምግቢ ዘርኢ እዩ፡፡

እዚ ምስሊ ካብ ዓበይቲ ምግብን መስተን ወይ ከዓ ቤት ብልዕን ምግብን ዘርኢ ሓደ ዝኾነ እንዳ ስጋ ወይ ከዓ ሉካንዳ ብምባል ናይ ዝፈለጥ ዘርኢ እዩ፡፡

እዚ ምስሊ ካብ ናይ ሃይማኖታዊ መግለፂ ሓደ ዝኮነ ናይ ኦርቶዶክስ ተዋህዶ ኣመንቲ ዝኮኑ ፈለስቲ ብምባል ናይ ዝፅውዑ ዘርኢ እዩ፡፡

እዚ ምስሊ ሓረስቶት ብዝተፈላለዩ መንገዲ መስኖ ብምጥቃም ዘፍርይዎ ዓይነት ናይ አትክልትን ፍራምረን ዘርኢ እዩ።

እዚ ምስሊ ካብ ኣብ ኢትዮጵያ ወይ ከዓ ትግራይ ኣብ ዝርከቡ ዝተፈላለዩ ዓይነት ናይ ሎቶሪን ወይ ከዓ ዕፃ እንትካየድ ዘርኢ ምስሊ እዩ፡፡

እዚ ኣብ ምስሊ ካብ ኣብ ኣክሱም ካብ ዝርከቡ ቤት ምግብን ብልዕን ወይ ከዓ ቤት ምግብን መስተን ሓደ ዝኮነ ቤት ምግብን መስተን ኣርሴማ ወይ ከዓ እንዳድራፍትን እንዳስጋን ዝኮነ ዘርኢ እዩ፡፡

እዚ ምስሊ ካብ አብ ትግራይ ዝርከብ ናይ ስራሕ መዳያት ሓደ ዝኮነ መኪናታት ብምሕጻብ ከም እዉን ጎማታት ብምስትክካል ዝፈለጥ ዓይነት ስራሕ ሓደ ዝኮነ ጎሚስታ ብምባል ዝፈለጥ ዘርኢ እዩ።

እዚ ምስሊ ካብ ባህላዊ ፀወታታት ወይ ክዓ ባህላዊ ምርኢታት ሓደ ዝኾነ ደቂ ኣንስትዮ ካብ ዘኽብርኦ በዓል ናይ ኣሸንዳ ፍሉይ ጥበብን ባህልን ዝተመልኦ ክዳን ማዕሪገን ዘርኢ እዩ።

እዚ ምስሊ ካብ ኣብ ትግራይ ዝርከባ ማሕበራት ሓደ ዝኮነ ናይ ማሕበር ደቂ አንስትዮ ትግራይ ዘርኢ ኣርማ እዩ፡፡

እዚ ምስሊ ካብ እንስሳ ዘገዳም ሓንቲ ዝኮነት ናይ ደርሆ ማይ እንዳተባሃለት ናይ እትፍለጥ ዓይነት ዒፍ ዘርኢ እዩ፡፡

እዚ ምስሊ ካብ ዝተፈላለዩ ናይ ህንፃ ስራሕትን ከምኡ እውን ናይ ፅርግያ ስራሕትን እንጠቀመሉ ትራክተር ብምባል ዝፍለጥ መሳርሒ ዘርኢ እዩ፡፡

እዚ ምስሊ መዝገበ ቃላት ትግርኛ ብትግርኛ ዝብል ርእሲ ዘለዎ ብናይ ኢትዮጵያ ቛንቛታት አካዳሚ ብ1989 ዝተዳለወ መፅሓፍ ዘርኢ እዩ፡፡

እዚ ምስሊ ካብ መጽሄታት ወይ ከዓ ምፅሓፍቲ ሓደ ዝኮነ ገዓት ክልተ ዓለም ዝብል ርእሲ ዘለዎ ብ ኤፍሬም ኣፈወርቂ ብ ክልተሽሕን ሸሞንተን ዓመተ ምህረት ናይ ዝተሓተመ መፅሓፍ ዘርኢ እዩ።

እዚ ምስሊ ካብ ኣብ ናይ ኣትክልትን ፍረምረን ዝምደቡ ተኽልታት ሓደ ዝኾነ ብፍሉይ ሽሙ ወይኒ ብምባል ናይ ዝፅዋዕ ዓይነት ተኽሊ ዘርኢ እዩ።

እዚ ምስሊ ሰባት ካብ መዕቆቢ መረበቶም ብዝተፈላለየ ፅገማት ክፈናቀሉ እንከለዉ ከም ግዝያዊ መዕቆቢ ተባሂሉ ዝስራሕ ምንበሪ ዘርኢ እዩ።

እዚ ምስሊ ካብ ኣብ ሓፈሻዊ ሸቀጣ ሸቀጥ ዝሽየጥ ሓደ ኮይኑ ከም ንቆርበት ቅብኣት ዘገልግል እዩ፡፡

እዚ ምስሊ ካብ ዝተፈላለዩ ዓይነት ምህርትታት ዝፋለጠሉ መንገዲ ሓደ ዝኮነ ናይ ክዳን ስፌት ዝፋለጠሉ መፋለጢ እዩ።

እዚ ምስሊ ካብ መስተታት ሓደ ዝኮነ ብተለምዶ ኣብ ኢትዮጵያ ዝፍለጥ ስዋ ዝብል መፀውዒ ሹም ዘለዎ ካብ መስተታት ሓደ ናይ ዝኮነ ዘርኢ እዩ፡፡

እዚ ምስሊ ካብ ናይ ኣገልግሎት ዓራት ምስራሕ ኣርማድዮ ከምኡ እውን ናይ ዝተፈላለዩ ካብ ዕንጨይቲ ዝስርሑ ስራሕቲታት መፋለጢ ዘርኢ እዩ፡፡

እዚ ምስሊ ካብ ምግብታት ሓደ ዝኾነ ብተልምዶ ሕልበት እንዳተባሃለ ናይ ዝፅዋዕ ዓይነት ምግቢ ዘርኢ እዩ፡፡

እዚ ምስሊ ባህላዊ ዝኾነ ስርዓት ማለት እውን ጥልፊ፣ ኩታ እና ዝትፈላለዩ ክዳውንቲ ካብ ዝስረሐሉ ጡጥ ምህርቲ ደቂ ኣነስትዮ እንትማሃራ ዘርኢ እዩ።

እዚ ምስሊ ካብ ኣብ ትግራይ ዝካየዱ ውድድራት ሓደ ዞኾነ ውድድር ሓመሳ ደቂ ተባዕትዮ ውድድርእንተኻይዱ ዘርኢ ምስሊ እዩ።

እዚ ምስሊ ካብ ኣብ ትግራይ ዝርከቡ ዓቦይቲ ቤት ምግብን መስተን ካብ ዝኾነ ሓደ ሆምላንድ ሆቴል ኣብ ከተማ መቀለ ክፍለከተማ ዓዲ ሓቂ እዩ። እዚ ኣብ ፊትነፉት መቀለ ዩኒቨርሲቲ ቢዝነስ ካምፓስ ይርከብ።

ካብ መራከቢ ሓፋሽ ትግራይ ሓደ ዝኾነ ድምፂ ወያነ ትግራይ ብዛዕባ ናይ ዶላር ሸርፊ ወፃኢ እንተቅርብ ዘርኢ ምስሊ እዩ።

እዚ ምስሊ ዝተፈለየ ዓይነት ጥበብን ከምኡ እዉን ባህሊ ዘማእከለን ዓይነት ኣሰራርሓ ካብ ጭቃ ዝተሰርሑ ዝተፈላለየ ዓይነት ግልጋሎታት ዝውዕሉ መሳርሕታት ዘርኢ እዩ።

እዚ ምስሊ ኣብ ሃፀይ ዮውሃንስ 2ይ ብርኪ ቤት ትምህርቲ ተማሃሮ ዲቢዛ ጌይሮምን ቤት ትምህርትን ዘርኢ እዩ፡፡

እዚ ምስሊ ካብ ኣብ ኣትክልትን ፍራ ምረን ናይ ዝምደቡ ተክልታት ሓደ ዝኮነ ፓፓየ ዝብል ሽም ናይ ዘለዎ ተክሊ ዘርኢ እዩ፡፡

እዚ ምስሊ ኣብ ትግራይ ካብ ዝርከቡ ዝተፈላለዩ ዓይነት ዘርእታት ንምግብነት ካብ እንጥቀመሎም ሓደ ካብ ዝኾነ ናይ ስርናይ ብምባል ናይ ዝፍለጥ ዓይነት ዘርኢ እዩ፡፡

እዚ ምስሊ ካብ ናይ ትካል ገበርቲ ሰናያት ሓደ ናይ ዝኮነ ውድብ ምግብን ሕርሻን ዝባሃል ዘርኢ ባንዴራ ወይ ከዓ ናይ ኣርማ መፍለይ እዩ፡፡

እዚ ምስሊ ናይ ላዕላዊት ሃገር ኢትዮጵያን ከምኡ እውን ኣብ ኢትዮጵያ ዝርከብ ዓብይ ባንኪ ናይ ኢትዮጵያ ንግዲ ባንኪ ዝኮነ ባንዴራን ዘርኢ ምስሊ እዩ፡፡

እዚ ምስሊ ኣብ ርእሰ ከተማ ናይ ትግራይ ዝኮነት ከተማ መቀለ ናይ ዝርከብ ሓወልቲ ሰማእታት ብምባል ዝፍለጥ ቁመቱ ድማ 51 ሜትሮ ዝኮነ ዘርኢ እዩ፡፡

እዚ ምስሊ ካብ አብ ትግራይ ዝርከቡ ዓበይቲ ውቅር አብያተ ክርስትያናት ሓደ ዝኮነ ገዳም አቡነ ይምአታ ዘርኢ ምስሊ እዩ፡፡

እዚ ምስሊ ካብ ኣልኮላዊ መስተታት ሓደ ዝኮነ ኣረቂ ብዝብል ናይ ተለምዶ ሹም ናይ ዝፅዋዕ ኣካል መስተ ዘርኢ እዩ ::

እዚ ምስሊ ጋሪ ዝበሃል ኮይኑ ፈረስ ተጠቂምና ንጥቀመሉ መጓዓዝያ እዩ።

እዚ ምስሊ ኣብ ከተማ ኣክሱም ዝርከብ ከም በተመፃሕፍቲን ከምኡ ውን ባህላዉን ጥበባውን መንገዲ ብዝተከተለ መልክዕ ዝተሰርሕ ህንፃ ዘርኢ እዩ።

እዚ ምስሊ ናይ ፅሕፈት መሳርሒታት ካብ ዝኾነ ሓደ እንትከውን እዚ ከዓ ወረቐት ምስ ወረቐት ወይ ከዓ ካልኦት ናይ ወረቐት ዓይነታትን ብሓደ ኣጣቢቑ ንኽሕዘልና ወይ ከዓ ብሓደ ኣኪብና ክተሓዘልና ክንደሊ ከለና እንጥቀሞ ናይ ፅሕፈት መሳርሒ እዩ፡፡

እዚ ምስሊ መፅሓፍ ወይ ከዓ ጋዜጣ ዝተዳለወ ፅውፅዋይ ወይ ከዓ ነበረያ ነበረ ዝነግር ዓይነት ናይ መፅሓፍ ዘርኢ እዩ፡፡

እዚ ምስሊ ካብ ኣብ ትግራይ ዝርከቡ ፖለቲካዊ ውድባት ሓደ ዝኮነ ህዝባዊ ወያነ ሓርነት ትግራይ ወይ ክዓ ህውሓት ብምባል ናይ ዝፍለጥ ፓርቲ መፀውዒ ዝኮነ ባንዴራ ዘርኢ እዩ፡፡

እዚ ምስሊ ካብ ኣብ ትግራይ ዝርከቡ ዝተፈላለዩ ዓይነት ናይ ስዕስዒት ሓደ ዝኮነ ባህላዊ ክዳን ተከዲነን ደቂ ኣንስትዮ እንትስዕስዓ ዘርኢ ምስሊ እዩ፡፡

እዚ ምስሊ ኣብ ከተማ ኣክሱም ካብ ዝርከቡ ውቅር ኣብያተ ክርስትያተ ክርስትያናት ሓደ ዝኮነ ካብ ኣብ ትግራይ ዝርከቡ ዓበይቲ ውቅራት ኣብያተ ክርስትያናትን ገዳማትን ሓደ ዝኾነ ናይ ገዳም ኣቡነ ጴንጤሎን ዘርኢ ምስሊ እዩ፡፡

እዚ ምስሊ ካብ ኣብ ትግራይ ዝትከሉ ተክልታት ሓደ እንትከውን እዚ ከዓ ከም መጋየፅን ከምኡ እውን ምጉሕጋሕ መሬት ንምክልካልን ካብ እንጥቀመሉ ሓደ እዩ፡፡

እዚ ምስሊ ካብ ዝተፈላለዩ ብሕርሻ ማለትውን ብመስኖ ካብ ዝበቁሉ ዝተፋላለዩ ዓይነት አትክልትን ፍራምረን ሓደ ዝኮነ አቨካዶ ዝብል ናይ ተለምዶ ሽም ዝፅዋዕ እዩ።